ካብ ዓይነታት ናይ ፀጉሪ ቁርጣጦ ኮይኑ ናይ ደቂ ተብዓትዮ ሰለሰተ ደረጃ ቁርጣጦ ፀጉሪ ተባሂሉ ዝፍለጥ ወይ ከዓ መገያየፂ ፀጉሪ እዩ::